እዙ ኻብ እቶም ዓይነታት ኣኅምልቲ እንብሎም ሓደ ኾይኑ ፍልስሙ ድማ ቊስጣ እናበልና ንጽዉዖን መሸጣ ተዳልዩ እንዳሃለዋ እዩ።

እዚ ኻብቶም ዓይነት ፋሽን እንብሎም ሓደ ኾይኑ ፍሉይ ሽሙ ድማ ሽፎን እንዳበልና ንጽዉዖ ንዓበይቲ በዓላት መክበሪ ዝከውን ዓይነት ኽዳን እዩ።

እዙ ኻብ ዓይነታት ኣትክልትን ውፂእት ኣትክልትን ዝኾነ ከም በናና ኣራንሺ ካልኦት ፍራምርን ዘኃዘ ንመሸጣ ተዳልዩ ዘርኢ እዩ::

እዙ ኻብ እቶም ናይ በርኻ እንስሳት እንብሎም ሓደ ኾይኑ ፍሊ ኣስማቶም ድማ ኣዛብ እኖብሎም እንዳተቐላለዱ ወይ ድማ እንዳቲ ጨዋወቱ ዘርኤና እዩ።

እዝ ኻብ እቶም ዓይነታት ባንዴራ ዘብሃሉ ኾይኖም ካብ ሥርዓት ሓፀይ ዮሓንስ ጀሚሮ ስካብ ናይ ኣብዪ ወይድማ ናይ ብልጽግና ሥርዓት ዝበሃል ዘርኢ ናይ ኣይነታት ባንዴራ እዮም::

እዙ ኻብ ዓይነታት ስፖርት ዂዑስእግሪ ሓደ ኮይኑ ጠቕላይ ምንስተር ኣብዪ ኣኅመድ ተሳተፈሉ ጨወታ ዂዕሶ እግሪ እዮ::

እዙ ኻብቶም ዓይነታት ምፋለጢ እንብሎም ሓደ ኾይኑ ናይ ኣጸደ ሕፃናት ምምሃሪ ናይ ቖልዑ ዘፋልጥ ተዘርግሑ ዘርኤና እዩ።

እዝ ከብ ናይ ገዛ ኣቕሑ ሓደ ኾይኑ ፍሉይሱሙ ድማ ላንበዲና እናበልና ንጽዉዖ ንናይለይቲ ምውራቲ ንትቀሙሉ ኣቕሓ እዮ።

እዙ ኻብ ዓይነታት ኃይማኖት ኦርተዶኩስ ሓደ ኾይኑ ኣቦታት ኃይማኖትዊ ድማ ኣቕሽቲ ድንን ኢሎም እናጸለዩ እንዳሃለዉ እዩ።

እዙ ኻብ ናይ ገዛ ኣቝዖ እኖብሎም ዘርኢ ኾይኑ ብ ኢድ ሰብ ብጭቃዘ ተሠርሑ ኸም ጀበናን ካልኦስ መሳሰሉን ዘርአና እዮም።

እዝ ኻብ እቶም ዓይነታት ኣርማ እኖሎም ሓደ ኮይኑ ብፈሉ ዘሙልክቶ ድማ ናይ ኢቲጴያ ኤሌትሪኽ ኃይል ኣርማ እዩ።

እዚኣ ኻብ እቶም ናይ በርኻ እንስሳት ንእሎም ሓንቲ ኾይና ፍልይስማ ድማ ኣንጮዋ እንዳበልና ንፅዉዓ ዓይነት እንስሳ እያ።

እዚኣ ካብ እተን ናይ በርኻ እንስሳእን ብላ ሓንቲ ኾይና ብፉሉይ ድማ ጢል በረኻ ወይ ድማ ጢል ጢሎ እንዳልናን ጸዉዓ ኣይነት ናይ በረኻ እንስሳ እያ።

እዙይ ኻብ እቶም ዓይነታት መስተ እኖኡሎም ብዙኃት ዓይነታት መስተ ዘርኢ ኾይኑ ኣስማቶም ድማ በድለየ ሶፊ ሃረር ቢራ ዋልያ ሄንከን ናይ ዝተፈላለይን ዓይነታት መስተ ዘርኢ እዩ።

እዙ ኻብቶም ዓይነታት መጽሓፍ እኖብሎም ሓደ ኮይኑ ናይ ውድቀትን ውድቀት ሃገራትን ጠንቅታቱን ዘብን ዘርእስታ መጽሓፍ ተርኢ እዩ።

እዙ ኻብ እቶም ኣይነታት ኣርማ እንብሎም ሓደ ኾይኑ ፍሉይንፈልጦ ድማ ናይት ምህርቲ ምንስተር ኣርማ እዩ።

እዙይ ከብቶም ኣይነታት ሕርሻ እንብሎም ሓደ ኾይኑ ሓረስታይ ናብ ዘራእቲ ዘመናዊ ድዂዑ እናገበረ እንዳሃለወ እዩ።

እዙይ ኻብ ዓይነታት ባህልን ጥበብን እንብሎም ኮይኑ ቖልዑ ኣሸንዳ ደቂ ትግራይ ኣሸንዳ እንዳ ተጫዋታ እንዳሃለዋ ዘርኤና እዩ።

እዙ ኻብቶም ዓይነታት ሥራሕ እኖብሎም ሓደ ኾይኑ ባህላዊ መሰባትወይ ድማ ስፋታት ኣጣሚሩ ተሸኪሙ እናኸደ ዘርኤና እዮም።

እዙ ኻብ ዓይነታት መጋያጺ እንኡሎም ሓደ ኾይኑ ብፍላይ ድማ ኣብ ተሕዋስና ኸ መርዓ ልደት ካልኦዝ መሳሰሉ እንጥቆመሉ እዩ።

እዙ ኻብኡ እቶም ዓይነታት መፋለጢ እኖብሎም ሓደ ኾይኑ ብፉሉይ ድማ ኣብሲና መድኃኒት ቤት ዘርኢ እዩ።

እዙይ ኻብ እቶም ዓይነታት ኤሌክትሮኒክስ ኢልና ንጽውዖም ኮይኑ ንኽዳን መስፈይ እንጥቆሞሉ ኣቐሓ ኾይኑ ፍሉይ ሱሙ ድማ ሳርቶ ኢልና ንጽዉዖ።

እዙ ኸብቶም ናይ ትምህርቲ ዓይነታት እኖብሎም ሓደ ኾይኑ መምህር ነተምሃሮ ናብ ስ ሌዳ እናብ መላኸተየ እናረድኦምን ዘርኢ እዮ::

እዚኦም ካብ እቶም ዓይነታትኣትክልቲ እንብሎም ኮይኖም ከንከሚይደረኽ ሽዉርቲ ድኔጅ ካልኦት መሳሰሉን የመሸጣ ተቐርዎም እንዳሃለዉ እዩ::

እዙ ኻብ እቶም ዓይነታት ምሠረታዊ ግልጋሎት እንብሎም ሓደ ኮይኑ እንዳሻሕ ወይ ድማ እንዳብና እንዳልና ንጽዉዖ ዓይነት እዩ።

እዝ ኻብ እቶም ዓይነታት ዝሥራሕ ንብሎም ሓደ ኾይኑ ብፉልይ ንርእዮ ዘለና ድማ ተኸላ ፈልሲ እናተ ተኸለ ዘርኤና እዩ::

እዙ ኻብቶም ዓይነታት ኣርማ እኖብሎም ሓደ ኾይኑ ብፉልይ ዘርኤና ድማ ናይ ብሄራዊ ኣልኮልን ኣረቅን ፋብሪካ ዘርኢ ኣርማ እዩ።

እዙ ዓይነታት መጽሓፍ እንብሎም ሓደ ኾይኖ ፍቕሪ እስካብ መቓብር ዝብል ስተሰርሐት ዘለዋ ብየ ሓዲስ ኣለማያሁ ዝተሠርሐት መጽሓፍ እያ።

እዙ ኻብቶም ዓይነታት ባንዴራ እንብሎም ሓደ ኾይኑ ባንዴራ ኤቲጴያ ኣማእኸል ናይተን ካልኦት ክልላት ድማ ብዙርያዕ ዓሲሉ ዘረአ እዩ።

እዙ ኻብ ኅብረ ተሰብን ባህልን እኖብሎ ሓደ ኾይኑ ብባህላዊ ጭራወጣ እንዳተ ሠዕስዑ እንዳተ ጨዖትን ዘርአየና እዩ።

እዙ ካብ ናይ ኣኩስም ታሪካዊ በታታ ትሓድሪ ኾይኑ ናይ ሓዋልትን ናይ ማርያም ጽዮን ቤተ ክርስቲያንን ዘርኢ ምስሊ እዩ።

እዙይ ካብ እቶም ናይ ገዛ ቕሑ እኖብሎም ን ሞባይል መምልኢ እንጥቆሞሉ ኣቕሓኾይኑ ጋና ኣ ናብ ኣገልግሎትተይኣኸለ ንመሸጣ ተዳሊ እንዳሃለወ ዘርየና እዩ::

እዙ ኻብ ዓይነታት መጽሓፍ እኖሎም ሓደ ኾይኑ ናይ ቶምሃሮ ሻርሻይ ክፍሊ ናይ ስነ ዜጋን ስነምግባርን ዓይነት ትምህርቲ መጽሓፍ እዩ::

እዙ ኻብ እቶም ሕጊ ኣኽርቲ እኖሎም ሓደ ኾይኑ ናይ ኢትዮጵያ መከላኸልያ ሰራዊት ዋና ኣዛዙ ፊልድ ማርሻል ቡርሃኑ ጁላ ዘርኢ እዩ::

እዝ ኻብ እቶም ኣይነታት ጶሎቲካ እኖብሎ ሓደ ኾይኑ ጵረዝደንት ጊዜያው ምምሕዳር ትግራይ ኣይተ ጌታቸው ረዳ ዓብ ኣዳራሽ ኣኼዋ እንደ መርሐ ዘርኢ እዩ።

እዙ ኻብ እቶም ተፈለጥቲ ሰባት እንብሎም ሓደ ኾይኑ ስሙ ድማ ናይ ደርግ መራሒ መንግሥቱ ሃይለ ማርያም እናበላና ንፅውዖ ተፈላጥ ሰብ እዩ::

እዙ ኻብ ዓይነታት ኣትክልቲ እንብሎም ሓደ ኾይኑ ፍሉይስሙ ድማ ኾሚደረ እንዳብልና ንጽውዖ ጸብሒምጠዓሚ እንጥቆመሉ ንኽሽየጥ ተዳልዩ ዘርኤና እዩ።

እዙይ ካብኡእቶም ዓይነታት ጥብን በህለን እኖብሎም ሓዳ ኾይኑን ቤተ ክርስቲያን ዘግልግሉ ጸላላትን ካልኦት መጽሓፍቲ ናይ ቤተ ክርስቲያንን ዘርኤና እዩ።

እዚኣ ካብተን ዓይነታት ተሽከርከርቲ እንብለን ሓንቲ ኮይና ኣብ ገጠር መንገዲ ጽርግያ እናኸደት እንርያ ዘለና ፍልይ ስማ ድማ ኰብራ ኢላና ንጽዋዓ መኪና እያ።

እዝ ኻእቶም ናይ ጶሎቲካ ኣይነታት እኖውሎም ኮይኑ ጠቀላይ ምንስተር ነበር ኣቶ ሃይለ ማርያም ድሳሌይን ዶክር ኣብዪ ኣሕመድ ናይ ሕጊ ጠቀላይ ምንስተር ዘለዉን ንናይ ባንዴራ ኤቲኦጴያ ጐኒን ጐኒ ኂዞማ ዘር እዩ።

እዝ ኻብኡእቶም ኣይነታት ንግድን ምትድዳግን እንብለዎም ኮይኑ ናይ ደቃንስትዮ ሽፈን ክዳውንትን ናይ ተኽልታት ውፂኢ ትፍራምረን ዝሽየጠሉ ዘርኢ እዮም።

እዙ ካብ ዓይነታት ጥበብም ባህልን እንብሎም ኮይኑ ናይ መኸንብያን ናይ ሰፍእን ዘርኢ ናይ ስፈ ዓይነት እዩ።

እዙይ ኻብ እቶም ዓይነታት መጋያጽ እኖብሎም ሓደ ኾይኑ ኣብ ናይ ሞርዑ ብማኻይን ተዓጀዎም ተኸብቦምን እናኸዱ እንዳሃለዉ ዘርአና ምስሊ እዩ።

እዙ ኻብ ዓይነታት ባህልን ጥበብን እንብሎም ኮይኑ ብኢድ ሰብ ተሰፍዮም ዝተሰርሑ መኸንቢያታትን ሰፍእታትን ኮምኢሉውን ናይ ዳዊት ዘርኤና ተሰቂሎም ዘርኢ እዩ።

እዙ ኻብ ዓይናታት ባህሊ ሓደ ኾይኑ ናይደቂ ትግራይ ኣሽንዳ ኣሸንዳ ብዓል እንዳኽበራ እንዳተ ጨዋታን ንዘርአና እዩ።

እዝ ኻብ መሳርሕታት ናይ ሕርሻ እኖብሎም ሓደ ኾይኖ ፍሉይስሙ ድማ ዛባእ እንዳና ንጽውዖ እንዳዂዓተ ወይ ድማ እንናሠርሐሉ ዘርአና እዩ።